ኪና ምሸጢ ቦታታት ማለት ተሽከፈርትሽ ዮጠሚ ዕዳጋሉ ኣብ ቲጲኣ ብዝኃድ ኣእነት ምሸጥ ቦታታትኣለዉ ካውዚዮም ናእምነት ተሬና ባጃጅሽ የጠል እዳጋኣሎ ባጃጅሽ የጠሎ ዕዳጋ ማለት ገዛየና ሸጣይ ተራህሮም ወጋ ተዋጊ ዝገዝእ ባጃጅ ገልኒ ሸይትደሞ ገንዘው ጣቐብን ዝኸርሉ ቦታ ማለቶም ውን ናያ ኻሉኦት ምሸጥ ቦታታትን ኣሎ።

ሓድ ዓይነት ሆቴላት ኣለዉ፡፡ ኣብ ተግረ ሓዋት እንተሪና ካብ ና እሽተት ጀሚርና ቡና ሻሂ ዝሽየጠሎም ካብ እንዳቝርሲ ጀሞርና ክሳብ ዓበይቲ ሆቴላት ለ ከም ኖርዘርምስታር ዝበለ ሆቴል ሸዉዓተ ኾኾብ ዘለዎም ሆቴላት ማለት ኣዩ፡፡ ኣብ ትግራይ ሆቴላት የለውን፡፡